ብሉጽን ዘገርምን ጸሊም ሚኒ ኤሌክትሪክ ፎርኖ እየ! እዚ ፎርኖ ኣብ ላዕሊ ክልተ ውዑያት ጻሕሊ ኣለዎ። ኣብ ጎድኑ ድማ ዝተፈላለዩ ተግባራት ዝቆጻጸሩ መጠወቒታት ኣለዉ። ኣብ ውሽጢ እቲ ናይ ምግቢ ሳጹንን መደርደሪን ትርእዮ። ኣብ ታሕቲ ድማ ገመድ ኤሌክትሪክን ፕላግን ኣሎ።

ሎጆ ናይ ብልፅግና ፓርቲ ቢጫ ፣ሰማያዊ ፣ ቀይሕ ናይ ሰብ ምስሊ ዘለዎ ኮይኑ ብኢድ ሰብ ዝተሓቆፈ ብልፅግና ፓርቲ ዝብል ናይንመን ታርቲ እዩ?

ኣብ ጥቓ እቲ ጸቢብ መእተዊ ናይቲ ቤተክርስትያን ክልተ ሰባት ይረኣዩ፡ ኣብቲ መንደቕ ድማ ባህላዊ ምልክት መስቀል ተቐሪጹ ኣሎ። ናይ ታሪኽን ባህላዊ ውርሻን ስምዒት ይህብ። እቲ ብከውሒ ዝተቖርጸ ቤተ ክርስቲያን ኣብ ኣየናይ ክልል ኢትዮጵያ እዩ ዝርከብ?

ብኣጋታ ክሪስቲ "DEATH ON THE NILE" ዝብል መፅሓፍ ኣባድር ጀማል ገዳይ ፍቅር ብዝብል ተርጒምዎ እኒሀ፡፡ እዚ ርእሲ ቃል ብቓል ዝተተርጎመ ዶ ይመስለኩም?

ኣብ ትግራይ ከባቢ ገጠረ ቤተሰብ ኣብ ሓደ ማኣዲ ምግቢ ዝቀረቡ እዮም። ኣብ ሓደ ማኣዲ ምምጋብ ብጣዕሚ ደስ ዝብል ምኳኑ ትፈልጡ ዶ?

ባናና ኣብ ዕረብያ ተሰቂሉ ኣብ ማእከል ከተማ ይሽይጥ ኣሎ ። ኣብቲ ፅርግያ ቡዙሓት ሰባት ይንቀሳቀሱ ኣልዉ ። እቲ ባናና ብጫ ሕብሪ ኣለዎ ።

ኣብ ኢትዮጵያዊ ወይ ኤርትራዊ ባህላዊ ኵነታት ሓባራዊ ስነ-ስርዓት ምክፍፋል ምግቢ ዝገልጽ እዩ። እቲ ዝበዝሐ ዝውቱር ቡናዊ ክቡብ ምግቢ (ትሕሎ) ብተለምዶ ባህላዊ መግቢ ኣየናይ ዞባ ኢትዮጵያ እዩ ተባሂሉ ይፍለጥ?

ናይ ደቂ ኣንስትዮ ቁንጅና ሳሎን ካስክ መድረቅን ካልኦትን ናይ ፀጉሩ መሳሪሒ ዘለዎ እዩ። ሓንቲ ጓል ኣንስተይቲ ፀጉራ እንዳተሰረሓት እንትከውን፣ ፀጉራ ዝተሰረሓት ጓል ኣንስተይቲ ብጣዕሚ ምልክዕቲ ምኳና ትፈልጡ ዶ?

ኣብቲ ምቾት ዝመልኦ ክፍሊ ሆቴል ዝመስል ኣብ ሓደ ጠረጴዛ ኮፍ ኢላ ዘላ ሰበይቲ ዘርኢ እዩ። ብጸጋም ቡናዊ ዕንጨይቲ ሶፋን ኣርባዕተ ጥርሙዝ ማይ ዘለዎ ጠረጴዛን ኣሎ። እዚ ሙዚቃዊ ቪድዮ ኣብ ዩቱብ ብኸመይ ቋንቋ እዩ ርእይቶታት ረኺቡ?

ብርክት ዝበላ ፀሊምን ፃዕዳን ሕብሪ ዘለዎን ብጋይት እንስሳት አብ ማይ መስተይኦምን ምግቢ መብልዒኦምን ይርከቡ፡፡ ንሓደ ሊትሮ ፃባ ብጋይት ዋጋ ክንደይ እዩ?

ናይ ኢትዮጵያ መራሒ ኩብር ጠቅላይ ሚኒስተር ኣብይ ኣሕመድ ሱፍ ተከዲኑ ፍሽክ ይብል ኣሎ ። ናይ ኢትዮጵያ መራሒ ካብ ዝከውን እንታይ ኣስተዋፅኦ ገይሩ ?

ካብ ባምቡላ ወይ ዕንጨይቲ ዝተሰርሐ ሽዱሽተ ቀዳዳት ዘለዎ ባህላዊ መሳርሒ ሙዚቃ። ኣብ ጫፋቱ ጸሊም ስልማት ወይ መጠናኸሪ ኣለዎ። እዚ መሳርሒ እዚ ከመይ ጌርካ ከም እትጻወቶ ዶ ትፈልጥ?

ምልኩዓት ሰባት እዮም እታ ሰበይቲ ምስ ጓላ ዙርያ እቲ ወዲ'ውን ፃዕዳ ኽዳን ንዑኡ ጥልፊ ንጓሉ ተኸዲኖም እዮም ዘለዉ ፡ ሰብኣይ ሰበይትን 'ዶ ይኾኑስ ኣሕዋት እዮም ?

የኢትዮያ ሃይማኖት ተቋማት ጉባኤ ዝበል ብኣማርኛን ኢንግሊዝን ዝተፃሓፈ ሎጎ ክቢ ኣብታሕቱ ሰረዝ አ ኮይኑ ኣብ ማእከሉ ናይዒፍ እናነፈረት ዘርኢ ምስሊ እዩ ።

ጀበና ምስ መቐመጢኡ ፣ብዙሕ ፈናጅል ኣብ መቐመጢኡ ተጫጪሑ፣ ዝተፈላለየ ኑኣሽቱ ባህላዊ ስፈታት ን ኣናኡሽተይ ከፍመበሊ ኣለዉ፡ እተን ኣናኡሽቲ መቐመጢ እንታይ ሹመን ?

እዚ ንምልከቶ ዘለና ብስብ ዝድፋእ ዓረብያ ኮየኑ ንዝተፈላለዩ ዓይነታት ንማይ ፤ንእክሊ፤ ካልኦት መጋዓዝያ እንጥቀመሉ መሳሪሒ እዩ። እዚ ዓይነት ተደፋኢ ዓረብያ ንሱኩም ከ ንምንታይ ትጥቀሙሉ?

ደስ በሃልቲ ሓምለዎት ተክሊታት ዘለውዎ ወሰን ወሰኑ ብእምኒን ስሚንቶን ተነዲቁ ተለሚፁ አብ ወሰን መንገዲ ማይ መስኖ ይርከብ፡፡ ዓዲ ግራት ዩኒቨርሲቲ ዝብል ብፃዕዳ ተቀሪፁ አብ ብስሚንቶ ዝተነደቀ መንደቅ ተቀሚጡ ይርከብ፡፡ ዓዲ ግራት ዩኒቨርሲቲ ሪኢኩምዎ ዶ ትፈልጡ?

ሓንቲ ጓል ኣንስተይቲ ኣብ ምርኢት ፋሽን ትሳተፍ ኣላ። ጸሊም ቀጠልያ ክዳን ተኸዲና ኣላ፡ ኣብ ሕቝፋ ቀበቶ ተኣሲራ ኣላ። እቲ ክዳን ሓጺር ኢድ ኣለዎ። ብየማን ካልእ ሰበይቲ ጻዕዳ ስረን ጸሊም ክዳንን ተኸዲና ደው ኢላ ኣላ።

ኣብ ባሕሪ ማእከላይ ባሕሪ ኣብ ጽዑቕ ናይ ጎማ ጃልባ ዝርከቡ ስደተኛታት ወይ ስደተኛታት እዮም። እዞም ስደተኛታት ካብ ኣየነይቲ ሃገር ከም ዝመጹ ወይ ብዛዕባ ጉዕዞኦም ዝያዳ ሓበሬታ ይደልዩ ድዮም?

ሜስ ካብ ባህላዊ መስተታት ሓደ እዩ፡ ትኽኽለኛ ሜስ ካብ መዓር እዩ ዝስራሕ፡፡ ብምዃኑ ዋግኡ ክቡር እዩ፡፡ ሜስ ኣብ ምንታይ ከባቢ ትግራይ እዩ ዝያዳ ዝፍለጥ?

ሓደ ዓይነት ሚሊታሪ ተኸዲኖም ኣብ ክሳዶም ንዐኦም ዝገልፅ ሪቫን ገይሮም ኣብ ርእሶም ሓደ ዓይነት ኣርማ ዘለዎ ቆቢዕ ገይሮም ንዐኦም ዝገልፅ ካብ ኣርባዕተ ዓይነት ሕብሪ ዝተሰርሐ ባንዴራ ሒዞም ኣለዉ፡፡ እቲ ባንዴራ ናይ መን እዩ?

ዝተፈላለየ ዓይነት ሕብርታት ዘለዎም ዓብይ ናይ ቆልዕት መፃወቲ ዝኮነ ኣብኡ ድማ ብዙሓት ቆልዕት ኣለው። ንሱኩም ከ ናብ ናይ ቆልዑት መፃወቲ ከይድኩም ዶ ትፈልጡ?

ኣብዚ ሓንቲ ጓል ኣንስተይቲ፡ ድሙቕን ሕብራዊን ባህላዊ ክዳን ተኸዲና፡ ብወርቂን ብሩርን ስልማት ዝተሰለመት፡ ብሓጎስ ዝተመልአት ኮፍ ኢላ ትርአ። እቲ ምስሊ ብሕብራዊን በዓላውን ዝተሰለመ እዩ። እቲ ኣብዚ ዝረአ ዘሎ እንታይ ዓይነት ባህላዊ ክዳን እዩ ዝገልጽ?

ክቡር ዶ/ር ደብረፅዮን ገ/ሚካኤል ናይ ህባዊ ወያነ ሓርነት ትግራይ ሊቀ መንበር እዩ ። ቅድሚ 2013 ዓ/ም ድማ ናይ ክልል ትግራይ ርእሰ መምሕዳር ነይሩ ። ዶ/ር ደብረፅዮን ኣብዚ ሕዚ እዋን ኣብ ህዝቢ ተቀባልነት ኣለዎ ዶ ?

ኣበ ቀይሕ ሕበሪ ዘለዎ ዓይነት ምንፃፍ ዝተነፀፈ ኮይኑ ኣብኡ ድማ ሓደ ዓይነት ናይ ተገዳላይ ክዳነ ዝተከደኑ ፀሊም ሕብሪ ጫማ ድማ ገይሮም ኣለው።

ኣብ ሓደ ከባቢ ሓደ ሰብኣይ ብኣብዑር መሬት ይሓርስ ኣሎ፡፡ ኣብ ከባቢና ዘሎ ናይ ሕርሻ ቦታ ብትራክተር ዘይሕረሰሉ ምኽንያት እንታይ እዩ?

እዚ ገዛ እንትኸውን ብጣዓም አሰራርሑ ምቸት ዘለዎ እንትከውን እዚ ከሎመን እውን ደሰ ብሃሊ እንትከውን እዝ ገዛ ባህላዊ ድይስ ወይ ዘመናዊ አንትከውን ትፈልጥዎዶ?

ኣብ ኢትዮጵያ ካብ ዝርከባ ጋዜጣታት ሓንቲ ዝኮነት ሪፖርተር ጋዜጣ ኮይና ዝተፈላለዩ ዜና ዓለምን ሃገርንን ስፖርትን መስታወቅያን ከምትፅሕፍ ትፈልጡ ዶ ?

ብ መስመር ዝተዘርኡ ፅቡቅ ምህርቲ ዘሎዎም ሓምለዋይ ቆስጣ የመላክት ። ሕድ ሕድ ዝራእቲ ናይ ባዕሎም ኣርባዕተ ምኣዝን መደብ ኣለዎም ።

ብርክት ዝበሉ ካብ ደገ/ወፃኢ ዝመፁ ፀዓዱ ዝተፈላለየ ሕብሪ ክዳን ተከደኖም አብ ብሓፂን ዝተከበበ ቦታ ሕልፍ ሕልፍ ኢሉ ፃዕዳ ክቢ ነገር ዘለዎም ኮይኑ፤ ቡዙሓት ተክሊታት ዘለውዎም ጎቦታት ጥቃ ይርከቡ፡፡ እውይ ክንደይ ደስ ዝብል ሓምለዋይ ቦታ እዩ፡፡

እዚ መጽሓፍ ኣብ ማእከሉ ብዓንኬል ብርሃን ዝተኸበበ ናይ ሓደ ቅዱስ ስእሊ ኣለዎ። እዚ ኣብ ትውፊት ኦርቶዶክስ ተዋህዶ ቤተ ክርስቲያን ኢትዮጵያ ዝጥቀመሉ ናይ መምህር መጽሓፍ እዩ። ኣብ ስእሊ ዘሎ መጽሓፍ እንታይ ዓይነት መፅሓፍ እዩ?

ኣብ ፀሊም ሕብሪ ዘለዎ ኣብ ዘለዎ ሕብሪ ዘሎ ናይ ኢድ ቀለቤት ኣሎ። ናይ ክሳድ እውን ሃብል ኣሎ ምስታ ናይ ኢድ ማዕረ ድዛይን ዝሓዘ እዩ።

ኣብ ሜዳ ናይ ስፖርት መስርሒ ኮይኑሰለስተ ሰባት ፃዕዳ ማልያ ዝገበሩን ሰለስተ ብጫ ዝገበሩን ኣለው። ኮይኖም ናይ ኩዕሾ እግሪ ይፃወቱ ኣለው። ኩዕሾ እግሪ ተፃዊትኩመ ዶ ትፈልጡ?

ናይ ARDA ምልክት ቤት ጽሕፈት ወረቐት መቑረጺ ይርአ ኣሎ። እቲ መቑረጺ ብሩር ሕብሪ ዘለዎ ብረት ስንቂን ካብ ሰማያውን ሮዛን ዝተሰርሐ ልስሉስን ምቹእን መትሓዚ ኣለዎ። ኣፍራዪ "ኣርዳ" መቑረጺ ኣብ ኣየነይቲ ሃገር ይርከብ?

ዝተፈላለዩ ዓይነት ባህላዊ መጋዐዓዝያ ዘለዎ ኮይኖም ካብአቶም ሓደ ዓረብያ እንትኮን ንዝተፍላለዩ ግልጋሎት ከም ማይ፤ አቁሑ፤ ዕንጽይትን ካልኦትን እንጥቀመሎም መጋዝያ እዩ ንስኩም ከ ዓረብያ ንምንትይ ትጥቀሙሉ?

እዚ ኣብ ሓደ ድኳን ንምርኢት ዝቐረቡ ግብራዊ ፍርያት ክንክን ቆርበትን ጸጉርን ዘርኢ እዩ። ብፍላይ ድማ ክሬማት፣ ዘይቲ ኮኮናት፣ ጀል ኣሎቬራ፣ ክሬም ጸጉሪ ቫቲካ፣ ስክራብ ፓፓያ ብዝተፈላለየ ሕብርን ዓቐንን ይቐርብ ኣሎ። ካብዞም ንጸጉሪ ዝኸውን ፍርያት ኣየናይ ምመረጽካ?

ሰብኣይን ሰበይትን ዝመስሉ ንኡሳት ምስ ክልተ ቆልዑ ሓደ ዓይነት ዝጥልፉ ዓለባ ዓዲ ተኸዲኖም ይርአዩ ኣለዉ፡፡ ከምዚ ዓይነት ቤተ ሰብ ደስ ዶ ይብል?

ኣብ ናይ ኢትዮጵያ ኣየር መንገዲ ሰባት ሻንጣ ሒዞም ይወርዱ ኣለዉ ። ኣብታ ኣየር ዝተፈላለያ መኪና እውን ኣለዋ ። ኣብቲ ዙርያ ገጠራማ ቦታ ኣሎ ።

ክሽውት ዝቐረበ መሸላ እኒሀ፡፡ እዚ ንዓይኒ ዝመልዕ ትርኢት እዩ፡፡ ምስኡውን ዓይኒ ዝመልእ ሸዊት ዕፉን እኒሀ፡፡ እዚ ትርኢት እዚ ደስ በሃሊ እዩ፡፡

ኣብ ዓብዪ ጉያ ኣብ ኢትዮጵያ ፀብለልታ ዘርእዩ መናእሰይ ናይ ዋንጫን ገንዘብን ሽልማት ተዋሂቡዎም ይርአዩ ኣለዉ፡፡ እዚ ሽልማት ዝህቦ ማሕበረሰባዊ ረብሓ እንታይ እዩ?